እዚ ድማ ናይ ደቂ ኣንስትዮ ናይ ጓል ኣንስተይቲ ምስሊ እዩ ዘርኢ:: ናይ ባህላዊ ክዳን ተኸዲና ገፃ ግን ኣይረአን ዘሎ ገፅ ዝተሸፈነ ገፅ ማለት እዩ፡፡

እዚ ድማ ውፈር ተበገስ ኣብ ቓልሲ ናይ ምልዓዓል ኣብ ቃልሲ ወይ ንበረካ ንምክድ ናይ ምልዓዓል ዘርኢ ምስሊ እዩ።

እዚ ናይ ደቂ ኣሸንዳ ዝጫወታ ወይ ድማ ናይ ኣሸንዳ በዓል እንዳኽበራ ዘርኢ ምስሊ ማለት እዩ፡፡ ከምኡ ድማ ነተን ደቂ ኣሸንዳ ዝምልከት /ዝሪአን/ ሰብ ኣሎ ኣብኡ ዝሪአን፡፡

እዚ ድማ ናይ አረቂ መትሐዚ ንእሽተይ አረቂ መትሐዚ ምስሊ እዩ ማለት እዩ ብሔራዊ አረቂ፡፡

ዝበሰለ ምግቢ ይረአ ኣሎ ዝበሰለ መግቢ ከምኡ እዉን ኣትክልቲ ዝተሓወሶ ምግቢ ይረአ ኣሎ ማለት እዩ:: ድንሽ ይመስለኒ ድንሽ ምስ ኣትክልቲ።